ሕጊ አኽበርቲ ናይ ሓንቲ ሃገር ካብ ዝተፈላለዩ ከባቢታት ዝተዋፃፅኡ እንትኮኑ ናይ ሓንቲ ሃገር ህንፀታን ኽብራን ሰላምን ንክህሉ ዝገብሩ ናይ ሕጊ ምሩፃት እዮም

እፅዋት እዚ ጽዕጽዕ ዝበሉ ተኽልታትን ብጣዕሚ ልምሉማትን ካብ ዝበሃሉ ቦታ እንትኸውን እዚ ድማ ንጹር ዝበሃል ኣየርን ፍልይ ዝበለ መስሕብ ቱሪዝምን ኣለዎ።

እዚ ናይ ኣቑሑ መሸጢ ማእኸል ኮይኑ እዚ ድማ ዝተፈላለዩ ኣቑሕታትን ዝተፈላለዩ ምህርትታን ዝሽየጦ እዩ። እዚ ዝተፈላለዩ ናይ ንግዲ ቦታ ዝካየደሉ እዩ።

መሰረታዊ ግልጋሎት ኻብቶም ዕብየት ሃገር ዝበሃሉ ሓደ መሰረታዊ ግልጋሎት እዩ። እዚ ድማ ዝተፈላለዩ ንብረታትን ዝተፈላለዩ ዓበይቲ ፕሮጆክትታን ዝምስረተሉን ዝስረሐሉን እዩ።

እዚ ተፈልጥቲ ሰባት ዝተፈላለየ ዓይነት መዳያዊ ዝፍለጡ ኮይኖም ብፍላይ ድማ ብስፖርት ወይ ድማ ብፖለቲካን ካልኦት ሙዚቃታትን ተውኔታትን ዝፍለጡ እንትኾኑ ብዙ ተመልካትን ብዙ ድምፂን ዝረኽቡሉን እዩ።

መፅሓፍትን ጋዜጣን ካብቶም ንትምህርቲ ዓለም ወይ ድማ ዝተፈላለዩ ሕብተሰብን ዝተፈላለዩ ዜጋታት ክልውጥ ዝኽእል አተሓሳስቦኦም ክቅይር ዝኽእል ሓደ እዩ።

እስፖር ሓደ ካብቶም ኣከላዊ ምቅስቃሳትን ጥንካረታትን ሓደ ኮይኑ እዚ ድማ ሙሉእ ጥዕናን ዝተፈላለዩ ሙሉ ዝባሃል ቅርፂ ሰውነት ክህልወካ ዝገብር እዩ፡፡

ደቂሰባት ዝተፈላለዩ ዓይነት መጋየፂ ዝተፈላለዩ ዓይነት መመላኽዕን ካብ ዝጥቀሙዎም ገለገለ እንትኮኑ እዚ ድማ ዝተፈላለዩ ኣብ ክሳድ፤ አብ እዚኒ፤ ኣብ ርእሲ ዝተፈላለዩ ኣካል ሰዊነትና እንጥቀመሎም መሳሪሕታት ወይ ድማ መመላኬዕታት እዮም።

ዓለምና እዚ ሕዚ በፂሓቶ ዘላ ፈጣን መንገዲ ንክትበፅሕ ቀንዲ ምክንየት ትምህርቲ እዩ። እዚ ድማ ዝተፈላለዩ ሓደሽቲ ፈጠራታት ንክንሰርሕ ቀንዲ ምኽንያት ትምህርቲ እዩ።

መሳርሒ ሓደ ኻፍቶም ዝተፈላለዩ ስራሕትታትና ንምስላጥ ወይድማ ግዜ ንምቁጣብ እንጥቀመሎም ኾይኖም እዚይ ድማ ኣብዚ ዝሓፀረ ሰዓት ንዝደለናዮ ስራሕ ንኽንፍፅም ዝሕግዘና መሳርሒ እዩ።

ወዲ ሰብ ካብቶም ንመንበሪ ዝጥቀመሉ ቀንዲ ሓደ ስራሕ እዩ፡፡ እዚ ድማ ዝተፈላለዩ ኣብ ዝስራሕ ከይናዓቅካ ዓብይን ንእሽተይን ከይበልካ ሰሪሕካ እትዕወተሉ መንገዲ ወይ ድማ ኣብ ዝላዓለ ደረጃ እትበፅሐሉ ሓደ ስራሕ እዩ፡፡

ፖለቲካ ሓዳ ኸባቢ ወይ ድማ ሓንቲ ሃገር ንምምሕዳር ወይ ድማ ንምግዛእ እትጥቀመሉ ኮይኑ እዚ ዝተፈላለዩ ሓሳባትን ዝተፈላለዩ ኣመራርሓን ዝካየደሉ ፓለቲካ ዉድብ እዩ።

ጉዕዞን ቱሪዝምን እዚ ድማ ኻብ ሓደ ቦታ ናብ ዝተፈላለዩ ብጣዕሚ ደስ በሃልትን ወይ ድማ ዝተፈላለዩ ቅርሳቅርስን ዘለዎ ቦታ ተጋዒዝና ንመዘናግዕን ወይ ድማ ኣእምሮና ንምሕዳስ እንጥቀመሉ ሓደ እዩ።